ሕጊ ኣኽበርቲ ዝበሃሉ ፖሊስ ናይ ከተማ ፖሊስ እና ካብ ህዝቢ ዝተወጻጽኡ ማለት መናእሰያት ክኮኑ ይኽእሉ ኦር ከምኡታት ክፋል ናይቲ ማሕበረሰብ ዝኾኑ ሰባት ሕጊ መኽበርቲ

ጫማ፡- ጫማ ቡዙሓት ዓይነታት ጫማታት ኣለው፡፡ ካብኣቶም ና መከላከያ ጫማ ፣ ና ሰራሕተኛታት ጫማ፣ ና ኮንስትራክሽን ጫማ ክኾኑ ኸለው ከከም ስርሖምን ዓይነቶምን ይፈላለዩ እዩ ማለት እዩ፡፡